እዚ ቦታ እዚ ናይ ሃይማኖታዊ በዓል በዓል ጥምቀት ዝርኢ ኮይኑ ናይ ዝተፋላሉዩ ሰባት እንዳተነፀጉ ዘርኢ ናይ በዓል ጥምቀት በዓል እዩ።

እዚ ቦታ እዙይ ኣብ ውሽጢ ትግራይ ናይ ኣክሱም ዩንቨርስቲ ሓድሽ ደጋ ኣፍየት ናተሰርሐ ዘርኢ ቦታ እዩ፡፡

እዚ እንርኦ ዘለና ኣብ ምስሊ እንስሳ ዘገዳም ኣብ ዱር ኮይኖም ዘርኢ ምስሊ ኮይኑ እቶም እንስሳ ክዓ ዝብኢ ዘለውዎ ዓይነት ምስሊ እዩ።

እዚ እንሪኦ ዘለና ኣብ ምስሊ አብ ናይ ስታድዮም ከተማ መቀለ ዘርኢ መበል 45 ናይ የካቲት በዓል ዝክበረሉ ዘርኢ ምስሊ እዩ።

ንዚኣም እንስሳ እዙይ ካብ ናይ ገዛ እንሳት ሓደ ኾይኑ እስሙሃዓ ብጋይ እናተብሃለ ዘብለጥ ንስተፋ ለየ ንሥጋ ንመሕረስ ዝጠቀመዐነት እንስሳ እዩ።

እዚ ኣንሪኦ ዘለና ምስሊ ናይ ንግዲ ስራሕ ቦታ ኮይኑ ኣብ ዝተፈላለየ ከባቢ ናይ እንዳ ቡና እና ሻሂ ዘርኢ ዓይነት ስራሕ ቦታ እዩ።

እቲ እንሪኦ ዘለና ኣብ ምስሊ ዜና ኣውታር ኾይኑ ናይ ግብርና ልምዓት ፖሊሲ ዝብል ሓሳብ ብፕረዚዳንት ጌታቸው ረዳ ዝገለፅዎ ኣብ ከተማ መቀለ ዘርኢ ምስሊ እዪ።

እዚ እንሪኦ ዘለና አብ ምስሊ ካብ እቶም ናይ ትግራይ ውርያት ሙዚቀኛታት ዝበሃሉ ሓደ ኮይኑ፤ ፍሉይ መፀውዒ ሽሙ ከአ ጠርጣራው ስቡህ እናተብሃለ ዝፍለጥ ሙዚቀኛ ትግራዋይ ሓደ እዩ፡፡

እዚ እንሪኦ ዘለና ኣብ ምስሊ ኣብ ውሽጢ ቤት ትምህርቲ ተማሃሮ ገዛ ዕዮ እናሰርሑን እናተኸታተሉን መምህሮም እናተዓዘቡ ከም ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ናይ ገዛ ዓይነት እንስሳ ኮይኑ ፍሉይ መጸውዒ ሽሙ ክዓ ከልቢ እናተባሃለ ዝፅዋዕ ዓይነት እንስሳ እዩ፡፡

እዙይ እንርእዮ ዘለና ምስሊ ኣብ ሓወልቲ ናይ መጀር ጀነራል ሓየሎም ኣርኣያ ኣብ ከተማ ሽረ ዘሎ ዘሪኢ ዓይነት ምስሊ እዩ።

እዚ ካብ ዓይነታት ናይ ገዛ ኣቑሑ ሓደ ኮይኑ ሽሙ ከዓ መጉእ እናተብሃለ ወይከዓ መውቀጢ እንተብሃለ ዝፍለጥ ዓይነት ናይ ገዛ ኣቑሑ እዩ።

እዚ እንሪኦ ዘለና ምስሊ ሃይማኖታዊ ቤተ-ክርስትያን ኮይኑ ኣብ ውሽጢ ቤተ-ክርስትያን ዝተፋላለዩ ሰባት እናደገሙ ነጋሪት ዘለዎ ዓይነት ናይ ሃይማኖት ቤተ-ክርስትያን ዘርኢ ምስሊ እዩ፡፡

እዚ እንሪኦ ዘለና ምሰሊ ዜና ኣውታር ኮይኑ ተግባራት ዉዕል ሰላም ፕሪቶሪያ ኣጣናኺሮም ንኽቅፅሉ ዘርኢ ምስሊ ናይ ደገ ኣምባሳደር ማይክ ሃመር ዘለዎ ዓይነት ዘርኢ ምስሊ እዩ።

እዚ ዝረአ ዘሎ ምስሊ ኣብ ከባቢ ናይ ገጠር ቦታታት ኮይኑ ኣብ ሩባ ዘለዎ ከባቢ ክረምቲ ጣፍ እና ዝተፈላለየ ዓይነት ዝራእቲ ዘርኢ ምሰሊ እዩ።

እዙይ ዝርአ ዘሎ ፍርያት ኣትክልቲ ኾይኑ ኣብ ውሽጥ ኻርቶን ተምሪ እንዳተባሃለ ዝፅዋዕ ዓይነት ፍርያት ተኽሊ እዩ።

እዚ ንሪኦ ዘለና ምስሊ ናይ ሕርሻ ቦታ ኮይኑ ዝተፈላለየ ጉድጓድ ተኳዕቶም ንኣትክልቲ ዝተዳለው ቦታ ዘርእ ምስሊ እዩ።

እዙ ዘረአ ዘለዋ ቦታ ኣብ ናይ ገጠር ኣብ ውሽጢ መናዋዉሮ ናይ ገዛ ኃዊ ተኣጕዱ እንጀራ እናተሰንከተ ዘላ ሰብ ዘርእይ እዩ፡፡

እዚ እንሪኦ ዘለና ኣብ ምስሊ ኣብ ዞባ ማእከል መጋባእያ ቤት ፍርዲ ኮይኑ ናይ ደጊ ኣፌት ታፔላ ዘርኢ ዓይነት ምስሊ እዩ።

እዙ ኻብቶም ናይ ትግራይ ሙዚቀኛታት ዝበሃል ሓደ ኾይኑ ሹም ከዓ ድምጸዋሸ ናፊ ዝበሃል ኣብ ምግዳል ሬድዮ ሃሎ ዘረዐይነት እወታ እዩ ።

እዚ እንሪኦ ዘለና ምስሊ ካብ እቶም ተፈለጥቲ ፖለቲከኛታት ትግራይ ዝኮነ ሓደ ፕሬዝደንት ግዝግያዊ ምምሕዳር አቶ ጌታቸው ረዳ ዘርኢ ምስሊ እዩ፡፡

እዚ ንሪኦ ዘለና ኣብ ምስሊ ሓንቲ ፈረስ ናይ ትግራይ ባንዴራ ረመፅ ዝብል ተሳኢላ ምስ ኣብ ርእሲኣ ዘሎ ሓደ ሰብ ባንዴራ ናይ ትግራይ ሒዙ ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ ናይ ገዛ ኣቑሑ ኾይኑ ፍሉይ መፀዊዒ ሽሙ ከዓ መውቐጢ እናተባህለ ዝፍለጥ ዘርእየና ምስሊ እዩ፡፡

እዚ እንርእዮ ዘለና ኣብ ምስሊ እዚ ናይ መጓዓዝያን ትራንስፖርትን መካይን ኣብ ዉሽጢ ታብያ ኣብ ዉሽጢ ቤንዚን ናፍጣ መምልኢ ሲኖ እናተብሃላ ዝፅዉዓ ዓይነት መኪና እየን ።

ኣብዚ ዝርአ ዘሎ ካብ ዓይነታት ናይ ሕርሻ ኣዝርእቲ ኮይኑ ሽሙ ከዓ ዓተባሪሕ እናተብሃለ ዝፅዋዕ ኣዝርእቲ እዩ።

እዚ እንሪኦ ዘለና ናይ ሕርሻን ግብርናን ዓይነት አትክልቲን አሕምልቲን ዝተፈላለየ ናይ ሕርሻ ዒልቦ ዘርኢ ዓይነት ምስሊ እዩ፡፡

እዙይካብ ዓይነታት ምግቢ ሓደ ኾይኑ እንጀራ ኣብያቲ ብሥጋ ተጸዊኁቡ ዘተቐመጠ ዘርኢ እዩ::

እዙይ ካብቶም ናይ ፍሉጣት ናይ ትግራይ ሙዚቀኛታት ሓደ ኾይኑ ሹሙ ኸዓ ዘመን ኣለምሰገድ እናተባህለ ዝፈለጥ ውሩይ ትግራዋይ ሙዚቀኛ እዩ።

እዚ አብ ውሽጢ ቤት ትምህርቲ ኮይኑ ተምሃሮ አብ ቸይር ኮፍ ኢሎም ትምህርቶም ርሕቅ ርሕቅ ኢሎም ኣናተከታተሉ ዘርኢ ዓይነት እዩ፡፡

እዚ እንሪኦ ዘለና ኣብ ምስሊ ካብቶም ናይ ትግራይ ውርያት ሙዚቀኛታት ሓደ ኮይኑ ኮይኑ ሽሙ ካዓ ሰለሙን ሃይለ እናተብሃለ ይጽዋዕ።

እዚ እንሪኦ ዘለና ምስሊ አብ ውሽጢ ቤት ትምህርቲ ተማሃሮ ትምህርቲ እናተኻታተሉ ዘሪኢ ዓይነት ምስሊ እዩ፡፡

እዙይ እንርእዮ ዘለና ኣብ ምስሊ ሓይልታት ፀጥታ ትግራይ ዕጥቆም ፈትይሖም ናብ ህዝቦም ዝፅንበርሉ ዓይነት ዘርኢ ምስሊ ኮይኑ። ዕጥቂ ዘርክቡሉ ቦታ ዘርኢ ምስሊ እዩ።

እዚኣ ካብ ናይ ሕዝቢ ንተሽከርከርተን መጕዓዚያ ሓንቲ ኾይና ሹማ ኸዓ ሚኒባስ እናተብሃለት እትፍለጥ ብድሕሪታ የገብርኤል ስጦታ ዝብልጽሑ ዘለዋ ኣይነት ናይ ሕዝቢ ተሽከርካሪት እያ

እዚ ኣብ ውሽጢ ኣክሱም ኣብ ከባቢ ዳዕሮ ብያሳ ናይ ቅዱስ ያሬድ ፎቶ ዘሪኢ ከባቢ እዩ።

እዚ ዝርአ ዘሎ ዜና ኣውታር ኮይኑ ተመዛበልቲ ሰላማዊ ሰልፊ እናካዱ ዝተፈላለዩ ኣብ መንጎኦም ናይ ጸትታ ሓይሊ ዘርኢ እዩ።

እዚ ንሪኦ ዘለና ኣብ ምስሊ ካብቶም ናይ ትግራይ ፍሉጣት ተፈለጥቲ ጀነራላት ኮይኑ ሽሙ ድማ ጀነራል ታደሰ ወረደ እናተባህለ ዝፍለጥ ሰብ ዘርኢ ምስሊ እዩ፡፡

እዚ እንሪኣ ዘለና ምስሊ ኣዶ ምስ ዉላዳ ናብ ሩባ ማይ ክተምፅእ ጉዕዞ እናገበረት ዘርኢ ዓይነት ምስሊ እዩ።

እዙ እኔርዮ ዘለና ኣብ ምስሊ ናይ ኣኽስም ዩንበርስቲ እንቋዕ ብድኅና መፃኹም ዝብል ናይ ኽተሽሐን ዓሠሪ ሸዉዓተን ዓበተምረስ ዘይሪ ዓይነት ምስሊ እዩ።

እዙይ ካብ ዓይነታት ፍርያት ኣትክልቲ ኾይኑ ስሙ ኸዓ ኣወካዶዉ እናተብሃለ ዘብለጥ ናይ ምጊቢ ዓይነ ተኽሊ እዩ።

እዚኦም ካብቶም ናይ ኃይማኖት ኦርቶዶክስ ተዋህዶ ገዳማት ዝብሃሉ ሓደ ኾይኑ፣ ሓደ ኣቦ ኣብ መንገዲ ናደየበ ዘርኢ እንታይ እዩ?

እዚ እንሪኦ ዘለና አብ ምስሊ ካብዞም ናይ በረኻታት እንስሳት ዝበሃሉ ሓደ ኮይኑ ፍሉይ መፀውዒዑ ሽሙ ካዓ ዝብኢ እናተባሃለ ዝፅዋዕ ዘርኢ ዓይነት ምስሊ እዩ።

እዚ ንርኦ ዘለና ኣርማ ካብተን ናይ ኢትዮጰያ ዩንቨርስታት ሓደ ዝኾነ ኣብ ውሽጢ ትግራይ ዝርከብ ራያ ዩንቨርስቲ ዘርኢ ኣርማ እዩ።

እዚ እንሪኦ ዘለና ኣብ ምስሊ መንበሪ ገዛ ኾይኑ መብዛሕቲኡ ጊዜ ኣብ ናይ ገጠር ቦታ ዝዝውተር ኣብ ማእኸሉ ብዓንዲ ዝተሰርሐ ዓይነት መንበሪ ገዛ እዩ፡፡

እዚ እንሪኦ ዘለና ኣብ ምስሊ ዜና ኣውታር ኮይኑ ብዛዕባ ደገፍ ማሕበር ቀይሕ መስቀል ዘሕልፍ ዘሎ ዜና ዘርኢ ምስሊ እዩ፡፡

እዙይ ኻብቶም ዓይነታት እፅዋት ዘበሃሉ ሓደ ኾይኑ ሽሙ ኸዓ ዓውሊዕ እናተብሃለ ይጽዋዕ። ጥቕሙ ደማ ዝተፈላለዩ ናይ ስኒ መመወጺ ንዘተፋለዩ መዓር ዘውዕል ኣይነ ተኽሊ እዩ።

እዚ ንርኦ ዘለና ኣብ ምስሊ ናይ ስራሕ ቦታ ኮይኑ ፍሉይ ስርሑ ካዓ እንዳስዋ እንዳተባሃለ ዝፍለጥ ዓበይቲ ሰባት ስዋ እንዳተቐደሓሎም ዘርኢ ምስሊ እዩ።

እዙይ ኻብ ዓይንታት መስተ ኾይኑ ሽሙ ኸዓ ሓበሻ እንዳታባህለ ዘጽዋዕ ሓሙሽተ ዓይነት ሃበሻ ቢራ ምስ ሞስተይኡ ዘርኢ እዩ።

እዚ እንሪኦ ዘለና ምሰሊ ዜና አውታር እናተብሃለ አክሱማዊት ሚድያ ኔትዎርክ እናተብሃለ ዝፍለጥ ዓይነት ናይ ሚድያ ኔትዎርክ እዩ፡፡

እዙ ቦታ እዙይ ናይ ሥራሕ ቦታ ኾይኑ ዝተፋለ ናይ ገዛ ኣቁሕታት ከም ጀረካን ዶላ ብረድስቲ ዘኣመሰሉ ዝሽየጥሉ ቦታ እዩ።

እዚ እንሪኦ ዘለና ዓይነት ምስሊ ናይ ጋንታ ኩዕሶ እግሪ ስሑል ሽረ ኣርማ ዘርኢ ዓይነት ምስሊ እዩ፡፡

እዙይ ካምቶም ዓይታት ኣልከላዊ መስተ ዘብሃሉ ሓደ ኾይኑ ኣብንዳ መስተ ብሰተ ተነስኒሱ ራይ ቢራ ዘርኢ እዩ።

እዚ እንሪኦ ዘለና ኣብ ምስሊ ካብ እፅዋት ሓደ ኾይኑ ፍሉይ መፀዉዒኡ ካዓ ልሓይ እናተብሃለ ዝፅዋዕ ዓይነት እፅዋት እዩ።

እዚ እንሪኦ ዘለና ኣብ ምስሊ ናይ ጥምቀተ ክርስቶስ በዓለ ሃይማኖት ዘርኢ ዓይነት ናይ ጥምቀት ሩባ ዘርኢ ምስሊ እዩ፡፡

እዚ ካብ ዓይነታት ናይ ሕርሻ ፍርያት ሓደ ኮይኑ ሽሙ ኸዓ ዓሮኽ እናተባህለ ዝፅዋዕ ሓደ ሰብኣይ ብኢዱ ዓሚኹዎ ዘርኢ እዩ፡፡

እዚ እንሪኦ ዘለና ኣብ ምስሊ ዜና ኣውታር ኮይኑ ብዛዕባ ፅንተት ዝተበተነ ህዝቢ ዞባ ምዕራብ ደው ይበል ዝብል ህፁፅ ፃዉዔት ተመዛበልቲ ዘስምዕ ዜና እዩ።

እዚ ቦታ እዚ ሰባት ንወገኖም ሂወት ንምድሓን ደም እናለገሱ ዘርኢ ቦታ እዩ።

እዚ እንሪኦ ዘለና ካብ ዓይነታት እፅዋት ኮይኑ ብሓፁር ዝተሸፈነ ዒቃ እናተባሃለ ዝፅዋዕ ዓይነት እፅዋት እዩ።

እዚ ንርኦ ዘለና ኣብ ምስሊ ላይብረሪ ወይ ከዓ መደብር ቤተ መፃሓፍቲ ኮይኑ ፍሉይ ዝርከበሉ ቦታ ከዓ ዓዲ ግራት ቪዠን ህዝባዊ ቤት መፃሕፍቲ እናተበሃለ ዝፍለጥ ዓይነት ላብረሪ እዩ።

እዚ እንሪኦ ዘለና ምስሊ ኣብ ርእሰ ኣድባራት ወገዳማት ኣክሱም ፅዮን ቤተክርስትያን ዝተፈላለዩ ብነጋሪት ሒዞም ቆልዑ እናወቕዑ ዘርኢ ሃይማኖታዊ በዓል እዩ።

እዚ እንሪኦ ዘለና ኣብ ምስሊ ካብተን ናይ ኢትዮጵያ ዩኒቨርስቲታት ሓንቲ ዝኮነት ኣብ ውሽጢ ትግራይ እትርከብ ዓዲ ግራት ዩኒቨርስቲ ዓይነት ዘርኢ ምስሊ እዩ።

እዚ ካብ ዓይነታት አትክልቲ ናይ ሕርሻ ዝራእቲ ሓደ ኮይኑ፤ ሹሙ ከዓ ጉዕ እናተብሃለ ዝፍለጥ ዘርኢ ዓይነት ምስሊ እዩ፡፡

እዚ ከባቢ አብ ውሽጢ ከተማ አክሱም ኮይኑ፤ አብ ከባቢ አጅብ ዝተብሃለ ቦታ ናይ ሕጊ አኽበሪቲ ፀጥታ አብ ውሽጢ ማእኸል ስፓልት ዘርኢ ቦታ እዩ፡፡

እዚ ንርኦ ዘለና ምስሊ ቤተሰብ ኣብ ሓደ መኣዲ ተቀሪቦም ብሓደ ምግቢ እንዳበልዑ ዘርኢ ዓይነት ምስሊ እዩ።

እዚ ንሪኦ ዘለና ምስሊ ናይ ስራሕ ቦታ ኮይኑ ስራሕ ቦትኡ ከዓ እንዳ መስተን ምግብን ዘርኢ ዓይነት ቦታ እዩ ።

እዚ እንሪኦ ዘለና ምስሊ ኣብ ትግራይ ናይ ባህሊና መንነት ትግራይ ዘርኢ ዓይነት ኣከዳድና ኮይኑ ፍሉይ ክዳኑ ካዓ ዓይነ ጥልፊ እናተባሃለ ዝፍለጥ ክዳን ዘርኢ ምስሊ እዩ።

እዙይ እንርእዮ ዘለና ኣብ ምስሊ ካብቶም ውርያት ሙዚቀኛታት ናይ ትግራይ ዝባህሉ ሓደ ኮይኑ ሽሙ ከዓ ኣብርሃም ገብረመድህን እናተባህለ ዝፅዋዕ እዩ።

እዛ ንሪኣ ዘለና ፃዕዳ ፈረስ ካብቶም ናይ ገዛ እንስሳታት ሓንቲ ኮይና ሽማ ከዓ ፈረስ እናተባህለት ትፍለጥ ንናይ ጉዕዞ ግልጋሎት ትጠቅም ዓይነት እንስሳ እያ፡፡

እዚ እንርእዮ ዘለና ምስሊ ካብ ዓይነታት ኣትክልቲ ኮይኑ ፍሉይ ሹሙ ከዓ ሓምሊ እናተባሃለ ዝፅዋዕ ዓይነት ኣትክልቲ እዩ።

እዙይ ኣብ ናይ ገጠር ክባቡ ኾይኑ ስድራ መሓበረ ሰብ ብሓደ ኣብ ገዛ እንጌይራ ናበልዑ ዘርኢ ዘሎ ቦታ እዩ።

እዚ ካብ ዓይነታት እፅዋት ሓደ ኮይኑ ሽሙ ከዓ ዓውሒ እናተብሃለ ዝፅዋዕ ንዝተፈላለየ ጥቅምታት ዝውዕል ከም ዓራት መስርሒ ዝተፈላለዩ ዝጠቅም ዓይነት እፅዋት እዩ።

እዙይ ዝተፈላለየ ናይ ገዛ ኣቕሑ ኣብ ውሽጢ ገዛ ኣብ ርእሲ ጠረጵዛ ዝተፈላለዩ ናይ ገዛ ቑሑ ዝረኣይሉ ዓይነት ቦታ እዩ።

እዚ ዝረኣ ዘሎ ናይ ንግዲ ዕዳጋ ቦታ ኮይኑ ዝተፈላለየ ዓይነት ጎማታት፣ ኮበርታ ፣ክዳን ለይቲ እናሸጡ ከምኡ እውን ገዛእቲ ዝንቀሳቅስሉ ዘርኢ እዩ።

እዙይ ኻብቶም ዓይነታት እጽዋት ሓደ ኸይኑ ፍሉይ ሽሙ ኸዓ ጽሕዲ ናተብህለ ዝጽዋዕ ዝራእቲ ተኽሊ ቦታ እዩ

እዚ ንሪኦ ዘለና ምስሊ ናይ ግብርና ናይ ሕርሻ ቦታ ዘሪኢ ምስሊ ኮይኑ ዓይነት እኸሊ ከዓ ጣፍ እናተባህለ ዝፍለጥ ዘሪኢና ምስሊ እዩ፡፡

እዚ ካብቶም ዓይነታት ልሱሉሳት መስተ ዝበሃሉ ሓደ ኮይኑ ሹሙ ከዓ ራይት ዝብል ማይ ሃይላንዲ እዩ፡፡

እዚ እንሪኦ ዘለና መፋለጢ ናይ ማእኸል መባእታዊ ክንክን ጥዕና ኣክሱም ዘርኢ ዓይነት ምስሊ እዩ።

እዚ ዝረኣ ዘሎ ናይ ገጠር መንበሪ ገዛ ኮይኑ ዝተፈላለዩ ጎጆታት ኣብ ርእሲኦም ሓሰር ተቐሚጠሞም ከምኡ ካዓ መስኖ ዘርኢ ናይ ገጠር መነባብሮ ገዛ እዩ ።

እዙ ዓይነት እጽዋት ኮይኑ ሹሙ ኸዓ ዕረ ናተብሃለት ይጽዋዕ ንዘተፈላለየ ንመድኃኒት ዝጠቅም ከም ኣብምነት ንቕባኣት ንተፋለየ ናይገፅ ተውሰሳት ዝጠቅም ዓይነት እጽዋት እዩ።

እዚ እንሪኦ ዘለና አብ ምስሊ ሓደ ወላዲ አብ ናይ ሕርሻ ቦታ ድንሽ ፊሒሮም አብ ዝኮነ ጎማ አቂሚጦም ዘርኢ ምስሊ፡፡

እዚ እንሪኦ ዘለና ምስሊ ናይ ጉዕዞን ትራንስፖርቲ ዘርኢ ኣስፋልቲ ፅርግያ ኾይኑ ኣብ ሞንጉኡ ከዓ ከም ዕፅዋት ንኣብነት ከም ስየ ዝበሉ ዓይነት ተኽሊ ዘለዎ ኸባቢ ዘርኢ ምስሊ እዩ፡፡

እዚ ንርእዮ ዘለና ምስሊ ናይ ንግዲ ቦታ ኾይኑ ፉሉይ ናይ ስራሕ ቦታ ድማ መኽዚን ናይ እኽሊ መደበር ወይ ኻዓ መሸጢ ቦታ እዩ።

እዚ እንሪኦ ዘለና አብ ምስሊ ናይ ስራሕ ቦታ ኮይኑ፤ ዝተፈላለየ ናይ ሸቀጣ ሸቀጥ ከም እንዳ ደርሆ፣ እንቋቁሖ ዝአመሰሉ ሸቀጣ ሸቀጥ ዝርከብዎ ፍሉይ ናይ ስራሕ ቦታ እዩ፡፡

እዚ እንሪኦ ዘለና ቦታ ናይ ስራሕ ቦታ ኾይኑ ናይ ስራሕ ቦትኡ ከዓ እንዳ መስተን ምግብን ዘርኢ ዓይነት መሳርሒ ቦታ እዩ።

እዚ ቦታ እዙይ ኣብ ውሽጠ ኣኽስም ኮይኑ ኣብ ከባቢ ዳዕሮ ዒላ መንገድን እንዳ ጺዮን ቤተክርስቲያን ዘወፅእ ዘሪ ኾይኑ ሓደ ሃይማኖታዊ ኣስላማይ ዝራእዩ ዘሎ እዩ።

እዚኣ ኻብቶም ናይ በርኻ ዓይነታት እንስሳ ሓንቲ ኾይና ሹማ ኸዓ ዛግራ እናተባህለት ትፍለጥ፡፡ ንምግቢ ትጠቅም ዓይነት እንስሳ እያ፡፡

እዚኣኻብቶም ናይ ትግራይ ኣበይት ሙዚቀኛታ ዘበሃሉ ሓንተ ኾይና ሽማ ኸዓ ማህሊት ገብረ ዕርግሥ ነተሃለት ጽዋዕ ሙዚቀኛ ትግራይ ወይት እያ።

እዚ ንሪኦ ዘለና ኣብ ምስሊ ካብተን ናይ ኢትዮጵያ ዩኒቨርስቲታት ሓደ ኣብ ውሽጢ ትግራይ ዝርከብ ናይ ኣክሱም ዩኒቨርስቲ ዘርኢ ዓይነት ታቤላ እዩ።

እዚ ንሪኦ ዘለና ኣብ ምስሊ ዝተፈላለዩ ላዕለዎት ኣመራርሓ ሓይልታት ሰራዊት ትግራይ ዘርኢ ምስሊ ኾይኑ ከም በዓል ገብረ ዓዴት ዝበሉ ዘርኢ ዓይነት ምስሊ እዩ፡፡

እዚ እንሪኦ ዘለና ምስሊ ኣብ ገጠር ዝነብሩ ሰባት ኣብ ማእኸል ዕዳጋ በርበረ ዘርጊሓ እናሸጡ ዘርኢ ዓይነት ምስሊ እዩ።

እዚ እንሪኦ ዘለና ኣብ ምስሊ ዓይነት መዘናግዒ ጨወታ ኮይኑ ስሙ ከዓ ጆተኒ እንዳተባሃለ ዝፍለጥ ዓይነት መፃወቲ እዩ።

እዚ ካብ ዓይነታት ፍርያት ዝርኣቲ ሓደ ኮይኑ ዝተፈላለዩ ሸዊት ዓተባሕሪ እና ሸዊት ዓይኒ ዓተር ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ካብ ዓይነታት ኣልኮላዊ መስተ ኮይኑ ከም ኣብነት ደስታ ሚሪንዳ ዝኣመሰሉ ዓይነታት መስተ ዘርኢ ምስሊ እዪ ።

እዚ ንርኢ ዘለና ምስሊ ናይ ንግዲ ስራሕ ኮይኑ ዝተፈላለዩ ቅርፃቅርፂ ናይ ክዳን ጥልፊ ዝሓዘ ናይ ስራሕ ቦታ እዩ።

ኣብዚ እንሪኦ ዘለና ኣብ ምስሊ ታፔላ ወይ ከዓ መፋለጢ ኾይኑ ሽሙ ከዓ ሕክምና ላባላቶሪ ይደታ ዝብል ዓይነት መፋለጢ ዘርኢ ምስሊ እዩ፡፡

እዚ ካብቶም ሓየልቲ ናይ በረኻታት እንስሳ ዝበሃሉ ሓደ ኮይኑ ፍሉይ መፀዊዒዑ ሽሙ ከዓ ኣንበሳ! እንዳተባሃለ ዝፍለጥ ዓይነት እንስሳ እዩ።

እዚ ንሪኦ ዘለና ኣብ ምስሊ ፍሉጣት ናይ ትግራይ መራሕቲ ዘርኢ ምስሊ ኮይኑ ንኣብነት ከም በዓል ውድብ ጥዕና ዓለም ቴድሮስ ኣድሓኖም፣ ከም በዓል ዶክተር ደብረፅየን ፣ ኣባይ ፀሃየ ዘርኢ ዓይነት ምስሊ እዩ።

እዙ እንርዮ ዘለና እትፈጥራዓዊ ቦታ ኾይኑ ኣ ዊሽጢ ኣኽስም ዝርከብ ማሹም ዝተብሃለ ቦታ ብዓል ጥንቀት ዘኽበረሉ ዘተፋሃሌ ናይ ካሜራ ማን ዘራኤሉ እዩብእዩ።

እዚ ናይ ሕርሻ ወይ ከዓ ናይ መስኖ ቦታ ኮይኑ ዝተፈላለየ ንምግቢ ዝጠቅሙ ዓይነት ተኽሊታት ከም በዓል ጥቅልል ጎመን ዝሓዘ ዘርኢ ቦታ እዩ።

እዚ እንሪኦ ዘለና ኣብ ምስሊ ዓጋር ናይ ፀጉሪ ቅርፂ ዘርኢ ኮይኑ መፀዉዒኡ ክዓ ኣፍሮ እናተብሃለ ዝፍለጥ ናይ ፀጉሪ ኣቀማቅማ እዩ።

እዚ እንሪኦ ዘለና ምስሊ ካብ ፍርያት አትክልትን አሕምልትን ዓይነት ተክሊ ኮይኑ ፍሉይ ስሙ ከዓ ፓፓየ እናተበሃለ ዝፍለጥ ዓይነት አትክልቲ እዩ።

እዚ አርማ እዚ ናይ መቐለ ኢንስቲቲዩት ኦፍ ቴክኖሎጂ ዘርኢ አርማ እዩ፡፡ ወይ ከዓ ፍሉይ መፀውዒ ኤምአይቲ እናተብሃለ ዝፍለጥ እዩ፡፡

እዚ እንሪኦ ዘለና ቦታ ብዝተፈላለየ ሓምለዋይ ተኽሊ ዝርአ ናይ መዘናግዒ ቦታ ወይ ከዓ መናፈሻ ዘርኢ ምስሊ እዩ።

ሕዙ ሮዋእዙ ኣብ ናይ ገጠርካ ኾይኑ ከፍትታት ኣብ ዝተፋለየ ብናይ ዝዓቖሮማይ እንዳሰተዩ ከምኡውን መራኽ እናትሓፃስደሪ በታይ እዩ።

እዚ እንርእዮ ዘለና ኣብ ምስሊ ካብቶም ዓበይቲ ናይ ትግራይ ሙዚቀኛታት ዝባሃሉ ሓደ ኮይኑ ሽሙ ከዓ ኣማኒኤል የማነ አንዳተባሃለ ዝፍለጥ ውሩይ ሙዚቀኛ እዩ።

እዛ እንሪእያ ዘለና ፃዕዳ ፈረስ ናብ ዝተባህለ ሓዘንን ደስታን ተሸሊማ እትኸይድ ፃዕዳ ፈረስ ዘርኢ ምስሊ እዩ።

እዚ ኻብቶም ናይ ትግራይ መለለይ መንነት ወይ ከዓ ሓድግታት ዝበሃሉ ሓደ ዘርኢ ኾይኑ፣ ዝፋላለየ ሞሶብ፣ ኣገልጋይ ዝተፈላለየን ሓድግታት ዘርኢ እዩ፡፡

እዚ እንሪኦ ዘለና ኣብ ምስሊ ዜና ኣውታር ኮይኑ መግለፂ ቅዋም ኣመራርሓ ዞባ ደቡብ ምብራቅ ብዛዕባ ናይ ሓደ ፖለቲካ ውድብ ውግንንኡ ውግንነኦም ፀገም ህዝቢ ትግራይ ዘጋድድ እምበር ፀገም ህዝቢ ትግራይ ዝፈትሕ እይኮነን ዝብል ቅዋም መግለፂ ኣመራርሓ ዞባ ደቡብ ምብራቅ ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ካብ ዓይነታት እንስሳ ኮይኑ ፍሉይ ሽሙ ከዓ ግመል እንዳተባሃለ ዝፍለጥ አብ ናይ ጉዕዞ እግሪ መንገዲ ዘርኢ ምስሊ እዩ።

እዙይ ንናይ ሥራሕ ቦታ መማላኽት ወይ ከዓ መፋለጢ ሥራሓቲ ውፂት እንፀይቲ ዲኮርን ጌትነት ፍርኒከር ዝብል መፋለጢ ናይሥራሕ ቦታ እዩ።

እዚ እንርእዮ ዘለና ምስሊ ሳዕስዒት ባህላዊ ኩዳ እንዳተባሃለ ዝፍለጥ ኮይኑ ኣቦታት ብከበሮ አንዳሳዕስዑ ዘርኢ ምስሊ እዩ።

እዚ ንሪኦ ዘለና ካብ ዓይነታት እፅዋት ኮይኑ ፍሉይ መፀውዒ ሽሙ ከዓ በለስ ወይ ከዓ ቆላንቁል ባሕሪ እናተበሃለ ዝፍለጥ ዓይነት እፅዋት እዩ።

እዚ ካብ ዓይነታት ትኩሳት መስተ ሓደ ኮይኑ፤ ፍሉይ መፀወዒ ሹሙ ከዓ ቡና እናተብሃለ ይፅዋዕ፡፡ አብ ውሽጡ ከዓ ጨና አዳም ዝአተዎ ዘርኢ እዩ፡፡

እዚ እንሪኦ ዘለና ዉፅኢት ናይ ግብርናን ሕርሻን ዘርኢ ምስሊ ኾይኑ ፍሉይ ቦታ ዓይነት እኽሉ ኽዓ ዒልቦ እናተብሃለ ዝፍለጥ ዓይነት አዝ ዝራእቲ እዩ።

እዚ እንርኦ ዘለና ኣብ ምስሊ ናይ ስራሕ ቦታ ኮይኑ ዝተፈላለየ ብረታብረት ዝዕረየሉን ዝስረሓሉን ናይ ስራሕ ቦታ እዩ።

እዚ እንሪኦ ዘለና ኣብ ምስሊ ኣብ ውሽጢ መናሃርያ ናይ ተሽከርከርቲ መጓዕዝያን ተሽከርከርቲን መኻይን ጠጠው ኢለን ታራ ሒዘን ዝረኣያሉ ናይ መናሃርያ ቦታ እዩ።

እዚ ንርኦ ዘለና ምስሊ ናይ ንግድ ቦታ ኮይኑ ዝተፈላለየ ሽቐጣ ሸቕጥ ዝሓዘ ከም ኣብነት መሽረፈት ፣ቡና ፣ማይሃይላንድ ፣ዝኣመሰሉ ዝተፈላለዩ ናይ ንግድ ሸቐጣት ዝሓዘ ንግዳዊ ቦታ እዩ።

እዙ እንርዮ ዘለና ኣብ ምስሊ ኻብቶም ሙሩያት ሙዚቀኛታት ተጋሩ ዝብሃሉ ሓደ ኾይኑ ሹሙ ኸዓ ሚዛን ተስፋይ እናዳተባሃለ ዝፅዋዕ ኣይነት ሙዚቀኛ እዩ።

እዚ እንሪኦ ዘለና ኣብ ምስሊ ናይ ስራሕ ቦታ ኾይኑ ፍሉይ ስርሑ ከዓ ስራሕቲ ዉፅኢት ዕንፀይቲ ኣረጋዊ እናተብሃለ ዝፍለጥ ናይ ገዛ ኣቑሑ ዝሓዘ ዓይነት ናይ ስራሕ ቦታ እዩ።

እዚአ ካብተን ናይ ህዚቢ ትራንስፖርት መጋዓዚያ ሓንቲ ኮይና ሹማ ከዓ ሚኒባስ እናተባህለት ተፅዋዕ ዓይነት ናይ ሰብ ፅዕነት መኪና እያ፡፡

እዚ እንሪኦ ዘለና ምስሊ ናይ ስራሕ ቦታ ኾይኑ ዝተፈላለዩ ናይ መሸጣን መፀገኒ ኮምፒተር ተዛመድቲ ኣቑሑ ዝሽየጥሉ መሳርሒ ናይ ስራሕ ቦታ እዩ፡፡

እዚ እንሪኦ ዘለና ምስሊ ካብ ዓይነታት ተክሊታት እፅዋት ተክሊታት ኮይኑ ሽሙ ድማ ቃላሚጦስ እንዳተባሃለ ዝፍለጥ ዓይነት ተክሊ እዩ።

እዚ እንሪኦ ዘለና ምስሊ ናይ ገዛ ኣቁሑት ዘርኢ ምስሊ ኮይኑ ከም ኣብነት ፈርኔሎን ካልኦት ኣቁሑታት ናይ ገዛ ዝኣመሰሉ ዘርኢ ምስሊ እዩ ።

እዝ ቤትትምህርቲ እዙ ካኣፍቶም እናይቝስም ቀዳማይ ብርኪ ቤትምህርታ ዘብሃሉ ሓደ ኾይኑ ሽሙ ኸዓ ባዚን ናታሃለጽዋዕ ቤትትምህርቲ ዘርደጋ ኣፈት እዩ::

ኢንዙይ ኻ ዓይንታት ምጊቢ ኾይኑ ኣብ ሓደ ቦታ እተፈላለየ ኣብ ሃደ ቦታ ተደርዲሩ ኅባሻ ዘራ ዓይነት ምስሊ እዩ።

እዚ ዝርአ ዘሎ ዓይነት ቦታ ቢሮ ናይ ጊዜኣዊ ምምሕዳር ክልል ትግራይ ኮይኑ ንዝተፋላለዩ መራሕቲ ሃይማኖት ብዛዕባ ሕጃብ ክፍቀደና ኣለዉ ኢሎም ዘቕርብሉ ሓሳብ ዘርኢ ምስሊ እዩ።

እዚ እንሪኦ ዘለና ኣብ ምስሊ ካብ ዓይነታት ዘርኢ ኮይኑ ምሸላ እንዳተብሃለ ዝፍለጥ ዓይነት ዝራእቲ እዩ።

እዙይ ናይ ዓነታት ኣትክልትን ፍረምረን ውፅኢት ኮይኑ ሹሙ ኸዓ ጥቕልል ጐመን ኣናተብሃለ ዝፍለጥ ንምግቢ ዝጠቅም ዓይነት ተኽሊ እዩ::

እዚኦም እንሪኦም ዘለና ኣብ ምስሊ ናይ ውሽጢ ትግራይ ሕጊ ኣክበርቲ ወይ ክዓ ፍሉይ መፀዊዖም ዋርድያ ዳተብሃሉ ይፍለጡ። ሕጊ መክበርቲ እዮም።

እዚ ዝረአ ዞሎ ቦታ ኣብ ዉሽጢ ከተማ ኣክሱም ኮይኑ ኣንቲካ ፈሉይ ባህላዊ ቤት ምግቢ ኣንቲካ አናተባሃለ ዝፅዋዓ ቦታ ዘርእ እዩ።

እዚ እንሪኦ ዘለና አብ ምሰሊ አብ ውሽጢ ከተማ አክሱም አብ ከባቢ ዳዕሮ ዒላ ናይ ቅዱስ ያሬድ ምስሊ ዘርኢ ዓይነት ምስሊ እዩ፡፡

እዚ እንሪኦ ዘለና ምስሊ ናይ ስራሕቲ ጥበብን ባህልን ከም ኣብነት ጥልፍን ዙርያን ዝኣመሰሉ ዝርከብሉ ዓይነት ናይ ንግዲ ቦታ እዩ፡፡

እዙይ ኣይነት ተፈጥራዊ ኸባቢ ኣብ ዉሽጢ ቤተ ክርስቲያን ኣክሱም ፅዮን ናይ ጸሎት ቦታ ዘርኢ ዓይነት ምስሊ እዩ

እዚ እንርኦ ዘለና ምስሊ ናይ ኣሕምልትን ኣትክልትን ፍረ ኮይኑ ኣብ ውሽጢ ካሳ ከም ኣብነት ኣቨካዶ፣ ድባ ዝበሉ ዓይነት ዘርኢ ምስሊ እዩ።

እዚ ዝረአ ዘሎ ዓይነት ምስሊ ናይ ገዛ ኣቕሑ ኾይኑ ከም ኣብነት ብቸር፣ መተርኣስ፣ ጠረጼዛ ሳሎን ዝኣመሰሉ ዓይነት ዝርከቡዎ ዓይነት ናይ ገዛ ኣቕሑ እዩ፡፡

እዙይ እንርእዮ ዘለና ዓይነት ምስሊ ካብ ኣትክልቲን ኣሕምልቲን ዓይነት ኮይኑ ኣብ ርእሲ ኻሳ ተቀሚጡ ዝርአ ዘሎ ምስሊ ብርጭቅ እናተባህለ ዝፍለጥ ዓይነት ተኽሊ እዩ።

እዚ እንሪኦ ዘለና አብ ምሰሊ ካብ ዓይነታት አዕዋፍ ኮይነን፤ ሹመን መፀዊዒአን ከዓ ፃዕዳ ርግቢ እናተብሃላ ዝፍለጣ ናይ ሰላም ምርኢት እየን፡፡

እዙይ እንርእዮ ዘለና ምስሊ መፋለጢ ታፔላ ኾይኑ ፍሉይ ስሙ ከዓ ፋብሪካ ሳምና እናተባህለ ዝፍለጥ ምስሊ ዘሪእይ እዩ።

እዚ እንሪኦ ዘለና ምስሊ ካብ ኣትክልትን ፍራምረን ዘርኢ ምስሊ ኾይኑ ፍሉይ ሽሙ ኸዓ ፓፓየ እናተባህለ ዝፍለጥ ዓይነት ተኽሊ ወይ ከዓ ኣሕምልቲ እዩ፡፡

እዙ ኻብቶም ተፈለጥቲ ናይ ትግራይ መራሕቲ ሓደ ኾይኑ ሹሙ ኸዓ ነፍስሔር ተገዳላይ ስዩም መስፍን ይበሃል።

እዚኣ ንሪኣ ዘለና ኣብ ምስሊ ናይ ትራንስፖርት ተሽከርከርቲ መጓዓዝያ ማኪና ኮይና ፍሉይ ሽማ ከዓ ታክሲ እናተባህለት ትፅዋዕ ዓይነት መኪና እያ፡፡

በዙን ርእዮ ዘለና ናይ ትክልቲ ፍርያት ጐይኑ ኮሚደረ ኣብ ካሳ ሞሊኡ ዘረዓይነት ናይተኽል ፍርያት እዩ።

እዙይ መፋለጢ ቦታ ናይ ገዳም ኣቡነ ኣላኒቆስ ማይ በራዝዮ ዘርኢ መፋለጢ ታቤላ እዩ።

እዚኣ ነሪኣ ዘለና ኣብ ምስሊ ካብቶም ናይ ትግራይ ውሩያት ሙዚቀኛታት ዝበሃሉ ሓንቲ ኮይና ሽማ ከዓ ሰላማዊት ዮውሃንስ እንዳተባሃለት ትፍለጥ።

እዞም እንሪኦም ዘለና አብ ምስሊ ተማሃሮ አብ ውሽጢ ቤት ትምህርቲ ትምህርቶም እናተከታተሉ ዘሪኢ ዓይነት ምስሊ እዩ፡፡

እዚ እንርእዮ ዘለና ኣብ ምስሊ ናይ ገዛ ኣቑሑ ኾይኑ ፍሉይ መፀውዒዑ ከዓ ኣርማድዬ እናተበሃለ ዝፍለጥ ናይ ገዛ ኣቑሑ እዩ ።

እዚ እንሪኦ ዘለና አብ ምስሊ ናይ ንግዲ ትካል ኮይኑ ዝተፈላለየ ሓፂነ ማሽን ዝሽየጠሉ ናየ ንግዲ ትካል ከም ናይ በዓለ መጋፍያ፣ ቆርቆቦ ዝበሉ ናይ ዝተፈላለዩ ናይ ገዛ አቁሑት ዝሽየጠሉ መሳረሒ ቦታ እዩ፡፡

እዚ እንሪኦ ዘለና ኣብ ምስሊ ናይ ስራሕ ቦታ ኾይኑ ዓይነት ስርሑ ኸዓ እንዳ ምግቢ ዘርኢ ፣እንዳ ምግቢ ዘርኢ ዓይነት ናይ ስራሕ ቦታ እዩ፡፡

እዙይ ካብ ዓይነታት ኣተክልታት ወይ ዘራእቲ ሓደ ኾይኑ ሸዊት ዓይንዓተር በወጽሎናይኅብሪ ዘርኢ እዩ።

እዚ ዓይነት መፅሓፍ ቋንቋ ትግርኛ መፅሓፍ ተምሃራይ ዓሰርተ ሓደ ክፍሊ ዘርኢ ናይ ትግርኛ መፅሓፍ እዩ።

እዚ እንሪኦ ዘለና ኣብ ምስሊ ናይ ንግዲ ቦታ ኮይኑ ፍሉይ መፀዉዒኡ ከዓ ሓፈሻዊ ሸቐጣሸቐጥ ኣዶ ዝብል ናይ ዝተፈላለየ ናይ ንግዲ ሸቐጣት ዘርኢ ፍሉይ ቦታ እዩ።

እዚ ንሪኦ ዘለና ኣብ ምስሊ ነጋሪት እናተብሃለ ዝፍለጥ ናይ ፀወታ ሃይማኖታዊ ናይ ፀወታ መሳርሒ እዪ ።

እዚ ዝርአ ዘሎ ናይ ገጠር ገዛውታት ኮይኑ ብዙኃት ጐጀታት ምስ ሓሰር ዘርኢ ዓይነት ናይ ገጠር መናብሮ ገዛ እዩ።

እዚ እንሪኦ ዘለና ዜና ኣውታር መልእኽቲ ጀነራል ታደሰ ወረደ ኣብ ዘሕልፍሉ ናይ DW ኢንተርናሽናል ድምፂ ወያነ ኮይኑ ንዑዑ ዝተቐረበ ነቲ በዓል ሕምባሻ እናቖረሱ ዘርኢ ዓይነት ምስሊ እዩ፡፡

እዚ እንሪኦ ዘለና ኣብ ምስሊ ካብ ዓይነታት ኣትክልቲ ኾይኑ ፍሉይ መፀውዒዑ ከዓ ቆላንቊል ባሕሪ ወይ ከዓ በለስ እናተባህለ ዝፅዋዕ ዓይነት ተኽሊ እዩ፡፡

እዙይ እንርእዮ ዘለና ኣብ ምስሊ ካብቶም ፍልጣት ኣርቲስታት ዘበሃሉ ሓደ ኾይኑ ሹሙ ኸዓ ዶኩተር ኪሮስ አሎማዮ ዘረኢ ዓይነት ምስሊ እዩ።